ሃይማኖት ማለት እምነት ማለት እዩ፣ ማለት ንሓደ እምነት ወይ ከዓ ዕቃም ተኣሚንካ ምንባር ማለት እዩ። ሃይማኖት ብኸመይ ክትፈልጥ ትኽእል።

ጥበብ ማለት ሓደ ነገር ካብ ዝነበሮ ኣመሓይሽካ ከመይ ጌርካ ክትልዉጦ ትክእል ዝክየድ ስልቲ እዩ። ባህሊ ማለት ኣብ ሓደ ሕብረተሰብ ብተደጋጋሚ ከምይ ጌሩ እናተሰርሐ ከምዝመፅ ዝገልፅ እዩ። ባህሊ ኣብ ከመይ ይምቀል?

ሕጊ ኣኽበርቲ ማለት ኣብ ሓደ ሃገር ሕጊ ዝወፀ ሕጊ ተፈፃምነቱ ንክረጋገፅን እንተተጣሒሱ ዘክብሩን እዮም፡፡ ሕጊ ኣኽበርቲ ብኸመይ ክሽየሙ ይክእሉ?

መፅሓፍቲ ማለት ኣብ ሓደ ነገር ተፃሒፎም ተደጊሶም ንንውሕ ዝበለ ግዜ ዝቅመጡ እዮም። ጋዜጣ ዝባህሉ በብእዋኑ ንሓደ ሕብረተሰብ ሓበሬታ ንምሃብ ዝፅሓፉ ዓይነት ፅሑፍ እዮም። ጋዜጣ ኣብ ክንደይ ንከፍሎም?

ናይ ገዛ ኣቁሑት ማለት ኣብ ገዛ ንምስራሕ ንጥቀሞም ኣቁሑት እዮም። እዚኣቶም ክንብል ከለና ኣብ ገዛ ከም መሰረታዊ ነገር ኮይኖም ክጠቅሙና ዝክእሉ ጉዕዞታት እዮም። ናይ ገዛ ኣቁሑ ዝበሃሉ። ናይ ገዛ ኣቁሑ ከመይ ፅሬቶም ንሓሉ ?

ዜና ኣውታር ማለት ሓበሬታ ኣብ ደቂ ሰባት ዝመሓላለፉሎም መንገድታት እዮም፡፡ ዜና ኣውታር ብከመይ ክንጥቀም ንክእል?

ሱፐር ማርኬት ኣቁሑት ማለት ኩሎም ዳርጋ መብዛሕትኦም ኣገደስቲ ኣቁሑታት ተደርዲሮም ኣብ ዱካን ዝርከብሉ ኣቁሑት ማለት እዩ ። ሱፐር ማርኬት ኣቁሑት ከመይ ንጥቀም?

መጋየፅን መመላክዕን ክልተ ተመሳሰልቲ ቃላት ሓደ ነገረ ስሓባይ ንክከውን እንጥቀመሎም ነገራት እዮም። መጋየፅን መመላክዕን ምጥቃም መዓዝ፣ ኣበይን ከመይን ተጀሚሩ?

ምግብታት ማለት ዝቡሉዕ ንወደሰብ ከም ሞተር ንክቀሳቀስ ዝጠቅምዎ ጉልበት ንክህልዎ ዝጠቅሙ ኮይኖም ከም ትግራይ ቡዙሓታት ዓይታት ምግብታት አለዎ። ብፍላይ ድማ እንጀራ ከም ፀብሒ ሕልበት ሽሮ ይዝውተሩ እዮም።

ጉዕዞ ማለት ኩለ መዳያዊ ምንቅስቃስ ማለት እዩ። ቱሪዝም ማለት ኣብ ሓደ ቦታ ዝርከቡ መስሕባት ቱሪዝም ዝሓዘ እዩ። ስደት ማለት ካብ ዘለኻዮ ናብ ካልእ ተሰዲድካ ምኻድ ማለት እዩ። ጉዕዞን ቱሪዝምን ስደትን ከመይ ይታሓሓዙ?

ፋሽን ማለት ሓደ ነገር ካብቲ ዝነበሮ አማሓይሽካ ወይ ድማ ከም ብሓዱሽ ምምፃእ ማለት እዩ። ምጥቃም ፋሽን ከመይ አብ ሓደ ቦታ ፅልዋ ይፈጥር?

ስፖርት ማለት ምንቅስቃስ ዘለካ ነገር ሕማም ንክትፃወሮ እትገብሮ ናይ ምንቅስቃስን ንጥፈታት ማለት እዩ። ስፖርት ብከመይ ንክፈሎም ?

ናይ ገዛን ቢሮን ኣቁሑ ኣብ ገዛን ኣብ ቢሮን ክንጥቀመሎም እንክእል ኣቁሕታት እዮም፡፡ ርክብ ናይ ቢሮን ናይ ገዛን ኣቁሑ እንታይ ክመስል ኣለዎ?

ኣትክልቲ ማለት ኣብ ሓፂር ግዜ ተተኺሎም ኣብ ሓፂር ግዜ ዕድሚኦም ዝውድኡ ማለት እዩ። ፍራምረ ዝብሃሉ ግን ንውሕ ዝበለ ዕድመ ዝፀንሑ ቀወምቲ ተኽልታት እዮም። ብጣዕሚ ጠቓሚ ፍራምረ ኣየናይ እዩ ?

መጋየፂ እንብሎም ንነዊሕ ግዜ ክጠቅሙና ዝክእሉ ነገራት እዮም፡፡ መማላክዒ ክንብል ከለና ድማ ከም መስሓቢ ኮይኖም ኣብ ሓፂር ግዜ ክጠፍኡ ዝክእሉ እዮም፡፡ የጋየፅን መማላክዕን ኣበይ ተጀሚሩ?

ኣትክልቲ ማለት ቀወምቲ ኣትክልቲ ኮይኖም እንትኖም ግዝፍ ዝበሉ ነገራት እዮም፡፡ ኣሕምልቲ ማለት ድማ ኣብ ሓፂር ግዜ ቦቅሎም ኣብ ሓፂር ግዜ ፍረ ዝህቡ ንእስ ዝበሉ እዮም፡፡ ኣሕምልትታት ብኸመይ ክንምድቦም ንክእል?

ባህልን ጥበብን ዘይነፃፀሉ ናይ ሓንቲ ሳንቲም ክልተ ገፃት እዮም። ባህሊ ማለት ካብ ውልድ ወለዶ እንዳተወራረሰ ዝመፅእ እንትኸውን ጥበብ ከዓ ብልምዲ ዝስርሑ ውፂኢት ምህዞ እዩ።

ጉዕዞ ማለት ካብ ሓደ ቦታ ናብ ሓደ ቦታ ዘሎ ምንቅስቓስ እዩ። ቱሪዝም ማለት ፍልይ ዝበለ ነገር ኮይኑ ኣብዚ ሓደ ቦታ ጥራሕ ክረአ ዘለዎ ነገር ማለት እዩ። ስደት ማለት ካብ ሓደ ቦታ ናብ ሓደ ቦታ ፈሊስካ ምኻድ ማለት እዩ። ስደትን ጉዕዞ ቱሪዝምን ከመይ ነተሓሕዞ?

መስታት ማለት ደቂ ሰባት ብመልክዕ ፈሳሲ ዝምገብዎም እዮም። መስተታት ብኸመይ ይጠቅሙ?

ጫማ ማለት አብ እግሪ ዝርገፀ ዓይነት ክዳን ኢልካ ምግላፀ ይክአል። ጫማ ካብ ምንታይ ክስራሕ ይክእል?

መጋየፂ ማለት ንሓደ ወድሰብ ወይ ከዓ ንሓደ ገዛ እንጥቀመሉ ናይ መማላክዒ ዓይነት እዩ። እዙይ ክንብል ከለና ሓደ ነገር ከመይ ገይርካ ስሓባይ ኽከውን ከምዝክእል እንገብሮም ከይዲ እዩ። አብ ዓለምና እቲ ዝኸበረ መጋየፂ እንታይ እዩ?

ሙዚቃ ማለት ደቂ ሰባት ኣብ እዋን ሓጎስ ኮነ ኣብ እዋን ሓዘን እንጥቀመሉ ናይ መንፈስ መሳርሒ እዩ።

ፍሽን ማለት ሓደ ነገር ካብ ዝነበሮ ተመሓይሹ ከመይ ጌርካ ከም ዝጥቀም ማለት እዪ ጉድአት ናይ ፍሽን ምጥቃም እንታይ እዪ?

ማሕበራዊ ሚድያ ማለት ንደቂሰባት ብሓፈሻ ንኩሉ ሰብ ጠቃሚ ዝኾነ ሓበሬታ ነተመሓላልፈሉ ወናኒ እዚ ዘይብሃል ማለት እዪ ማሕበራዊ ሚድያ አጠቃቅመኡ ከመይ ክከዉን አለዎ።

ገዛ ማለት ዝኾነ ነገር ካብ ፀሓይን ካብ ቁርን ዝናብን ዝከላኸል መፅለሊ ማለት እዬ ። መንበሪ ማለት ደቂ ሰባት ንዕኦም ከም መንበሪ መደቀስን ቤት ምግብን ዝጥቀምሉ ማለት እዮ ። ገዛን መንበሪን ከመይ ንጠቐም?

ጫማ ማለት አብ እግሪ ደቂ ሰባት ዝቅመጥ ሳእኒ ማለት እዩ። ጫማ አሰራራሓ ከመይ ገይርካ ተጀሚሩ?

ተፈለጥቲ ሰባት ኣብርሃም ኒልከን ፡ቶማስ ኢድሰን ፡ኦሊቨር ራይትን ዉሊቨር ራይትን ፡ባራክ ኦባማ ፡ኔልሶን ማንዴላ ጥቅሚ ተፈለጥቲ ሰባት እንታይ እዩ?

ተፈጥሮ ማለት ብተፈጥሮ ከምኡ ኢሉ ተፈጢሩ እትረክቦ እዩ ። ታሪክ ዝብሃል ግን ደቂ ሰባት ፅልዋ ብምፍጣር ዘምፅዎ ናይ ለውጢ ከይዲ እዩ ታሪክ ተባህሉ ዝፅዋዕ። ታሪክ ብከመይ ክልወጥ ይክእል?

መፅሓፍቲ ማለት ተደጒሶም ፣ተፃሒፎም ተዳሊዩ ዝቅመጥ እዩ። ጋዜጣ ማለት በቢወቅቱን በቢግዚኡን እናተፃሕፈ ዝወፅእ ናይ ፅሑፍ መተሓላለፊ መንገዲ እዩ። መፅሓፍትን ጋዜጣን ኣብ መዓዝ ተጀሚሩ?

መፅሓፍቲ ዓውድታት ፍለጠት ተቀሚሩ ዝጠቀመጠሎም ብመፅሓፍቲ ተደጉሶም ዝቅመጥሉ እዩ፡፡ ጋዜጣ ሓበሬታታት ዝርከብሎም ሌጣ ፅሑፋት እዮም፡፡ መፅሓፍትን ጋዜጣን ብከመይ ይሕተሙ?

ታሪክ ማለት ደቂሰባት ዘምፅእዎ ዝከናከንዎ ዝነበሩ ነገራት ዝተፅሓፈሉ እዩ ተፈጥሮ በተፈጥሮ ዝተዓደለ ነገር ኩሉ ተፈጥሮ እዪታሪክን ተፈጥሮን ከመይ ምክያድ ይከአል ?

ስፖር ማርኬት ማለት ዝተማላኡ ኩሉ ዓይነት አቑሑታት ዝሓቆፈ ናይ ደንዃን ወይ ከዓ ናይ መሽጥን መለወጥን አቑሑ ክፍሊ እዩ። ክንደይ መጠን ገንዘብ የደሊ ስፓርት ማርኬት ንምውናን?

ሃይማኖት ማለት ንሓደ ፈጣሪ ተአሚንካ እሚንካዮ እትነብር ናይ እምነት ከይዲ እዩ። ወይ ድማ ብካሊእ አባህላ ሃይማኖት ማለት እምነት ማለት እዩ ። ሃይማኖት አብ መዓዝ ግዘ ተጀሚሩ ኢልካ ምሕሳብ ይክእል?

ንግዲ ማለት ሓደ ካብቶም ዓበይቲ ዓውደ ስራሕቲ ወይ ናይ ስራሕ ማሕበራት ክፋላት ዝብሃል እዩ፡፡ ምትዕድዳግ ዝብሃል ኣብ ከይዲ ንግዲ ዘሎ ናይ ምሻጥን ምልዋጥን ከይዲ ምትዕድዳግ ይብሃል፡፡ ናይ ንግዲ ኣብ ክንደይ ይምቀል?

መሰረታዊ ልምዓት ማለት ንሓደ ሃገር ብመሰረቱ ጠቐምቲ ዝኾኑ ነገራት ክማልኡ ዘለዎ ነገራት ማለት እዩ። መሰረታዊ ልምዓት ከመይ ክህነፁ ኣለዎም?

ቤት ምግብን መስተን ማለት ግልጋሎት ወሃብቲ ኮይኖም ክልቲኡ መስተን ምግብን ዝሓዘ እዩ። ምግብን መስተን ከመይ ጌርካ ምጥማር ይከኣል?

ስፖር ማርኬት ዝባሃል ካብ ዝናኣሰ ናይ ሸቐጣ ሸቐጥ ዕብይ ብዝበለ ዝርከብ ማለት እውን ግዝፍ ዝበለ ናይ ኣቑሑ ዝሽየጠሉ ቦታ ማለት እዩ። ስፖር ማርኬት ኣብ ከመይ ዝበለ ኸባቢ ይርከብ ?

ምግብታት ማለት ንወድሰብ ጉልበት ዝህቡ ዝብልዑ አብ ሰውነትና አትዮም ዝተፈላለዩ ዓይነት አገልግሎት ክህቡ ዝክእል ብመልክዕ ደረቅን መስተን ዝውሰዱ ነገራት እዮም ። ምግብታት ከመይ ትከሽኖም ክቀርቡ ይክእሉ?

መሰረታዊ ልምዓት ማለት አብ ሓደ ሃገር ቅድምያ ዝወሃቦም ጠለባት ወይ ከዓ ድልየታት አግልግሎት ማለት እዩ። መሰረተ ልምዓት ከመይ ገይርካ ክምዕብል ይክእል?

ናይ ገዛ ኣቑሑ ማለት ኣብ ገዛ መሳርሒ ንጥቀመሎም ዓይነታት ኣቑሑ እዮም ማለት እዩ ናይ ቢሮ ኣቑሑት ድማ ኣብ ቢሮ ከም መሳርሒ ንጥቀሞም ዓይነት ኣቁሑት እዮም ናይ ገዛን ቢሮን ኣቁሑ ኣፈላላይ ኣለዎም ዶ ?

ናይገዛ ኣቁሑ ማለት ኣብ ገዛ ዝርከቡ ኣቁሑ እዮም። እዚኣቶም ድማ ኣብ ገዛ ዘሎ ስራሕት ንጥፈታት ንክሳለጥ ዝጠቅሙ ኣቁሑት እዮም::ናይ ገዛ ኣቁሑ ከመይ ጌርና ክንከናከኖም ይግባእ?

ዜና ኣውታር ማለት ዜና ዝመሓላለፈሎም ድህረ ገፃት ኩሎም ዜና ኣውታር ይበሃሉ፡፡ ዜና ኣውታር ከመይ ክምዕብል ይክእል?

መፋለጢ ማለት ሓደ ነገር ካብ ዘይነበሮ ዝተመስረተ ከመይ ጌርካ ምስ ዘሎ ነገራት ክተራኽቦን ክተፋልጦን ትኽእል ኢልካ ዝኽየድ ከይዲ እዩ። መፋለጢ ከመይ ጌርካ ክዝመን ይኽእል?

ታሪኽ ማለት ደቂ ሰባት ዝፈፀምዎ ክንውን ማለት እዩ፤ ተፈጥሮ ማለት ግን ብተፈጥሮ ዝርከብ ከምኡ ኢሉ ዝነብርን ነገር ማለት እዩ ። ታሪኽን ተፈጥሮን ከመይ ኣወሃሂድና ንዘልቕ ?

ናይ ገዛ አቑሑት ክባሃል ከሎ አብ ገዛ ዝጥቀምሉ ዓይነታት መሳርሒ እዩ። ናይ ቢሮ አቁሑ ድማ አብ ቢሮ ወይ ድማ ቤት ፅሕፈት ከም መሳርሒ እንጥቀመሉ ዓይነታት አቁሑ እዩ። ናይ ገዛን ናይ ቢሮን አቁሑ ከመይ ክንፈላሊ ንክእል?

ባህሊ ማለት ናይ ሓደ ሕ/ሰብ ካብ ትውልዲ ናብ ትውልዲ እናወራረሰ ዝከይድ ናይ ከይዲ ውርርስ እዩ፡፡ ጥበብ ማለት ድማ ኣብ ሓደ ሕ/ሰብ ዘሎ ናይ ሞያ ስራሕ ዕቤት ዝገልፅ እዩ፡፡ ባህሊ ከመይ ይዓቢ?

አርክቴክቸር ህንፃ ይመርፅ ህንፃ ስራሕ ነቲ ብአርክቴከቸር ዝተወሃብ ህንፃ ይስራሕ ማለት እዩ። እዚኦም ክልቲኦም ብሓባር ይከዱ ። አርክቴክቸር ህንፃ ስራሕ ማዓዝ ተጀሚሩ?

መዝናነዪ ቦታ ማለት መዘናግዒ ቦታ ማለት እዩ ማለት እዉን ደቢሩካ ከይድካ ፍትሕ ትብለሉ ቦታ ማለት እዩ። መዝናነዪ ቦታ ኣብ ከመይ ከባቢ ተዝጣየሽ ይምረፅ ?

ቤት ምግብን መስተን ማለት ደቂ ሰባት ምግቢ ዝምገብሉን መስተ ዝሰትይሉን ቦታ እዩ፡፡ እዚ ክንብል ከለና ምግብን መስተን ኩሎም ዝርከብሉ ብሓንሻዕ ማለት እዩ፡፡ ቤት ምግብን መስተን ምስትእንጋድ ከመይ ክነማዕብል ንክእል?

ትራንስፖርት ማለት ንምጉዕዓዝ ዘድልዩ ነገራት ኩሎም ዘካተተ እዩ። ተሽከርከርቲ ማለት ነቲ ክጓዓዝ ዘለዎ ነገር ተጻዒነን ዝከዳ መካይን ዘካተተ እዩ። ትራንስፖርትን ተሽከርከርትን ብከመይ ነጣምሮም?

ፀጉሪ ዝበሃል ኣብ ልዕሊ ቆርበት ዝርከብ ደቂቕ መሸፈኒ ኣካል ከም መሸፈኒ ኮይኑ ክጠቅም ከም ዝክእል ብጣዕሚ ድቕቕ ዝበለ ነገር እዩ። ፀጉሪ ካብ ምንታይ ጀሚሩ ክወቅል ይኽእል ?

መፋለጢ ማለት ንበይኑ ከመይ ገሩ ዝፈለየሉ እንትከውን ብኻሊእ ኸዓ መላለይ ፍርያትን ግልጋሎትን እዩ።

ኣርማ ማለት ናይ ሓደ ነገር ናይ ውልቅኡ መፍለይ እንታይነቱ ዝግለፀሉ ኣብ ጨርቂ ክከውን ይክእል ኣብ ሓፂን ዝፅሓፍ ነገር እዩ ኣርማ ዝባሃል። ኣርማ ብከመይ መንገዲ ገይርና ክንመርፅ ንክእል?

ሕብርተሰብ ማለት ግዙፍ ኣካል ናይ ስድራ እዩ። ስድራ ማለት ኣብ ትሕቲ ሕብረተሰብ ዝርከብ ንኡስ ኣካል ናይ ሕብረተሰብ እዩ። ሕብረተሰብ ከመይ ይምዕብል ይክእል?

ጉዕዞ ማለት ዝኾነ ዓይነት ምንቅስቃስ ብተግባር ከይድና ንገብሮ እዩ፡፡ ትሪዙም ማለት ከም ኣብ ሓደ ቦታ ከም ፍሉይ ነገር ተቐሚጡ ንስሕበት ዝጠቅም እዩ፡፡ ስደት ማለት ካብ ሓደ ቦታ ናብ ካሊእ ቦታ ፈሊስካ ምኻድ እዩ፡፡ ጠቐሜታ ናይ ትሪዙም እንታይ እዩ፡፡

ተፈጥሮ ማለት ተፈጥሮ ብተፈጥሮኣ እትልግሰልና ኩሉ ነገር ብእፅዋት ኩሉ ዘካተተ እዩ። ኣከባቢ ማለት ተፈጥሮ እውን ሓዊሱ ደቂ ሰባት ዝሰርሕዎም ነገራት እውን የካትት። ተፈጥሮን ኣከባቢን ብከመይ ኣዋዲድካ ምካድ ይካኣል?

መሳርሒ ማለት ናይ ዕለታዊ ንጥፈታትካ ንምቅላል ዝጠቅም እዩ ። መሳርሒ ኣብ ክንደይ ይኽፈሉ?

ሕብረተሰብ ማለት ናይ ዝተፋላለዩ ስድራታት እክብካብ እዩ፡፡ ስድራ ማለት ናይ ሓደ ዓሌት ስድራ ዝኮኑ ዝነብርሉ እዩ፡፡ ስድራን ሕብረተሰብን ከመይ ነራክቦም?

ሱፖር ማርኬት ኣቑሑ ማለት ኩሎም ኣቑሑት ተደርዲሮም ዝርከብሉ ማለትም እትደልዮ ነገር እትረኽበሉ ማለት እዩ። ሱፖር ማርኬት እዙይ ካብ ኮነ ሱፖር ማርኬት ንምክፋት መጠን ገንዘቡ ክንደይ ይሓትት?

መገያየፅን መመላኽዕን ማለት ሓደ ነገር ሰሓባይ ንክኸዉን ንክጋየፅን ንጥቀመሎም ናዉትታት ኣቁሑ ማለት እዪ። መጋየፂን መመላኽዕን ብጣዕሚ ተመሳሰልቲ ነገራት እዮም ። መገያየፂን መመላኽዕን ከመይ ክንመርፅ ኣለና?

ጐሕዞ ማለት ካብሓሪ ወታን ሓሮ ታቢዕግድ ኹኑ በኺና ብትጐብሮ ዓይነት ምንቅስቓስ እዩ ትርዝም ማለት ከም መስሕብ ወይ ከዓ ምንፂ እቶት ኮይኑ ዝጠቅም ነገር ማለት እዩ ስደት ማለት ካሓድ ሃገር ናብ ኸል ሃገር ፈሊስከምኻድ ማለት እዩ ጐዕዞ ትርዙ ምስደትን ከመይ ነተሐዞም።

ቤት ምግብን መስተን ማለት ምግብን ዝስተን ነገርን ዝረከበሉ ደቂ ሰባት ዝጥቀሙዎም ክንቀሳቀሱን ጉልበት ንክቦምን ዝጥቀሙሉ ገዛ ወይከዓ ህንፃ ማለት እዩ። ቤት ምግብን ቤት መስተን ከመይ ኣዋዲድካ ምኻድ ይከኣል?

ሱፐርማርኬት ኣቑሑ ማለት ኣብ ዕዳጋ ዝርከቡ ናይ ኣቑሑ ዝተደርደሩ እንትኸውን ኩሉ ዓይነታት ኣቑሑ ኣማሪፅካ እትረኽበሉ ናይ ዕዳጋ ማእከል ማለት እዩ፡፡ ሱፐርማርኬት ከመይ ክምዕብል ይኽእል?

እፅዋት ማለት ኣትክልቲታት እዮም ።እዞም ኣትክልቲታት እዚኦም ኣብ ዓለም ንደቂ ሰባት ብጣዕሚ ጠቐምቲ ኮይኖም ከም ምግብን መፅለልን ኮይኖም ዝጠቅሙ ኣትክልታት እፅዋት ይበሃሉ። እፅዋት ኣብ ክንደይ ይምደቡ?

መጋየፅን መማላክዕን ክልተ ተመሳሰልቲ ቃላት ኮይኖም ሓደ ነገር ሰሓባይ ንክኸውን እንጥቀመሎም ብላዕለዋይ አካልና እንጥቀመሎም ነገራት እዮም። መጋየፅን መመላክዕን መዓስ ተጀሚሩ?

ስድራ ማለት እቲ ንእሽተይ ማሕበረሰብ እዩ። ካብ ስድራ ጀሚሩ ንሓደ ማሕበረሰብ ናብ ማሕበረሰብ ይዓቢ። ማሕበረሰብ ክበሃል ከሎ ናይ ስድራታት እክብካብ እዩ። ኣብዚ ግልፂ ክኮነለይ ዝደልዮ ኣፈላላይ ሕብረተሰብን .....?

ፅሕፈት መሳርሒ ማለት ፅሑፍ ንምፅሓፍ ዘድልዩና ቁሳቁስ ወይድማ ናውቲ ፅሕፈት ማለት እዩ፡፡ ፅሕፈት መሳርሒ ከመይ ጌርና ኣዋዲድና ክንጥቀም ይግባእ?

ማሽናት ማለት ሓደ ነገር መልክዑን ቅርፁን ንክሕዝ እንጥቀመሎም መሳሒሪታት እዮም። ማሽናት ኣብ ከመይን ክንደይን ክንከፍሎም ንኽእል?

ሙዚቃ ማለት ብመሳርሒ ሙዚቃ ተዓጂቡ ዝስራሕ ደርፊ ማለት እዩ ማለት እውን ምኽንያቱ መንፈስ ንምሕዳስ እንጥቀሞ እዩ። ሙዚቃ ኣብ መዓዝ ዓመተ ምህረት ተጀሚሩ?

ትምህርቲ ማለት ናይ ኣታሓሳስባ ለውጢ ምምፃእ ማለት እዩ፡፡ እዚ ክንብል ከለና ካብቲ ዝነበረካ ወሲኽካ ሓደ ነገር ምፍላጥ ማለት እዩ፡፡ ትምህርቲ ብኸመይን መዓዝን የዲሊ?

ባንዴራ ማለት ንሓደ ሃገርወይ ክልል ወይ ድማ ውድብ ዝውክል መለለይ ናይ በይኑ እንታይ ከም ዝመስል ዝገልፅ ዝተፈላለየ ከለር ዝተፈላለየ ሕብሪ ዝስራሕ እዩ።

እፅዋት ማለት ኣትክልትታት ማለት እዩ፡፡ እፅዋት ኣብ ዓለም ዘለዎም ረብሓ እንታይ እዩ?

ተፈጥሮ ማለት ካብ ብቐደሙ ብፈጣሪ ቅድሚት ዝነበረ ዝተፈጠረ ብተፈጥሮኡ ዝነበረ እዪ። ታሪኽ ክበሃል ተሎ ግን ደቂሰባት ኣብ ግዜኦም ዝገበርዎ ኩሉ ነገር ክስተት ዘጠቓልል ነገር ታሪክ ተባሂሉ ይፍለጥ። ታሪክ ጠቃሚ ድዩ ጎዳኢ ?

ኣብ ዓለም ተፈለጥቲ ሰባት ከም በዓል ኣብርሃም ሊንከን ፣ ጆሞ ከንያታ፣ ማንዴላ፣ ኢሉ ውን ሃፀይ ሃይለስላሴ ኢሉ እውን መለስ ዜናዊ ።

ፅሕፈት መሳሪሒ ማለት ኣብ ከይዲ ፅሕፈት ንመፅሓፍ እንጥቀሞ እታዎታት ናይ ፅሕፈት እዮም። ማለት እውን ከም ደፍተር ፣ቢሮን ዘካትት ነገራት እዮም። ፅሕፈት ከመይ ጌርና ንደርድሮም?

መፅሓፍ ማለት ተፃሒፉ ንሓደ ወለዶ ካብ ወለዶ ናብ ወለዶ ናተመሃረሉ ዝነብር ናይ ፅሑፍ ዓይነት እዩ ጋዜጣ ግን ኣብ መዓልቲ ማሕበራዊ ፓለቲካውን ዝግለፀሉ ናይ ሓፂር ግዜ ፅሑፍ እዩ።

ንግዲ ማለት ሓደ ካብቶም ፍሉጣት ዓውደ ስራሕቲ እዩ። ምትዕድዳግ ማለት ድማ ኣብ ከይዲ ንግዲ ዘሎ ናይ እንካን ሃባን ከይዲ እዩ:: ምትዕድዳግ ከዓ ከመይ የማዕብሉ?

ጥበብ ማለት ብሓደ ዝሓሸ ብልሓት ነገር ማለት እዩ። ብልሓት ክንብል ከለና ዘለዎ ክእለት ማለት ፣እዩ ባህሊ ማለትካብ ሓደ ሕብረተሰብ እናተወራረሰ ዝኸይድ ልምዲ እዩ። ጥበብን ባህልን ከመይ ይፈላለዩ ?

ገዛ ማለት ብኣእማን ይኩን ብዕንጨይቲ ይስራሕ መፅለሊ ማለት እዩ። መንበሪ ማለትን ደቂ ሰባት ዝነብርሉ ቦታ ማለት እዩ። ገዛን መንበሪን ከመይ ይካየዱ?

ምግብታት ማለት ንደቂ ሰባት ንክንቃሳቀሱ ወይ ድማ ጉልበት ንክህልዎም ወይ ድማ ካብ ሕማም ንክካለከሉ እንጥቀመሎም ዝብልዑ ነገራት እዮም። ምግብታት ኣብ ከመይ ክንከፋፍሎም ንክእል?

ኣርማ ማለት ብሓፂሩ ምልክት ማለት እዩ፡፡ ኣርማ ናይ ሓደ ነገር ፍሉይ ምልክቱ መግለፂ እዩ፡፡ ኣርማ ከመይ መንን ክመርፆ ይግባእ?

ማሽናት ማለት ሓደ ስራሕ ከመይ ገይርና ንኽንሠርሕ ወይ ከዓ ኣብነቃልሎ መቃልሊ ጕልበታት ንጥቀሞም ዓየነታት መሳርሒ እዮም፡፡ ማሽናት ከመይ ክንጥቀም ንኽእል?

ሥራሕ ማለት ሽቕል እዩ እዙይ ሽቕሊ ኽበሃልንተሎ ሓደ ሰብ ነኸነብር ኣያግድን ክምገብ ኣለዎ ንኸምገብ ከዓ ሥራሕ ክሠርሕ ኣለዎ እዙይ ምስዘተ ኣሣሲሩ ትኸይድ ናይ ኤለታዊ ናብራ ኸይድ እዩ ሥራሕ ኲሉ ኣይነ ሥራሕ መዓለዶ ይኾን።

መጽሕፍ ዝማረት ምንቂ ፍልጠታት እዮም ። ዘርጐሽቶም ተመቱ ጽሒፋት እዮም። ጋዜታውን ምንቂ ጽሕፍ ኮይኑ ኣብ ኃዘርእዋን ኣብሓፀር ጊዜን ዘተስሒፉ ንጊዜኡ ዝተቕሙ ዓንታት ጽሑፍ ምስሓፉሉ እዩ መጽሓፍ ንጋዜታን ከመይ ነንብብ?

ሕርሻ ማለት ሓደ ዓውደ ሥራሕ እዩ ግርና ማለት ንሕርሻን ኸሜይ ከምሥራሕ ዘተዓለል እዩ ሕርሻን ግብርናን ከመይ ዋዲና ንኸይድ?

ቤት ምግቢ ማለት ምግብታት ዝርከበሉ ናይ ቤት ብልዒ እዩ፡፡ ቤት መስተ ማለት መስታት ፣መስተታት ዝርከብሉ ናይ ቤት መስተ እዩ፡፡ ቤት ምግብን ቤት መስተን ኣብ ከመይ ዝበለ ከባብታት እንተንኸፍት ዝተመረፀ ይኸውን?

ዜናውታር ማለት ሓበሬታ ዘቂ ሰብዓት መካፋፈልቲ ዝኾኑ ሚዲያታት እዮም ማለትውን ከምና ዜጣን ሮዮ ተለብጅን ዝኾኑ ነገራት እዮም ዘናውታር ጥቕሞምን ጕዳእቶምን እንታይመስል።

መሠረት ኣው ገልጋረት ማህለት ብመሠረቱ ንዂላን ደ ኽሰባት ብመዓረ ብመሠረት ኽንጥቆምሎምን ክንግድገለሎም ንኽእል መሠረት ኣውጕልጋለት ይበሃሉ መሠረት ኣውገልጋረት ከመይ ስፋዕፋሕ?

መሓበራዊ ሚድያ ማለድ ሓበርታ ዝመኃላለፈሎም ብመኃበር ገርካ ዝሓበረታን ምሕላፍ ዝጠቕሙ ሚድያታት እዮም ጥቕሚ መሓበራዊ ሚድያ እንታይዩ?

ዘይናውታር ማለት ደቂ ሰባት ሓበረታ ንኸረኽቡ ዝጥቆምዎም ምንጭታት ናይ ሓበረታዮም ማለቱን ከምብረልዮ ተለቢዜን ጋዜታ እየ ዘይናውታር ብኸመይን ኣክንደይን ክንኮፍሎም ነኽእል።

ኣክጰብሸር ማለት ናይ ዝተፈልይ ነገራት ቅርጻ ቐርጺ ኑፃእ ማለት እዩ ሕንፃን ሥራሕን ማልት ድማ እቲ ሕንፃ ብመይ ሥርኃን ዘልዎ ናውትን ምጐዳድ ማለት እዩ ኣርተኽከርን ሕንፃን ከመይዝምን።

ኣርማ ማለት ምልክት ማለት ኮይኑ ንሓደ ነገር ብሕታውነቱ እንታይ ኸም ዝመስድን ንወይኑ ኸመይ ሉ ክፍልኸም ዘለዎ ኻብ ካልአት ነገራትን ንምጥቋም ዝግበር ናይ ምልክት ኣይነት እዩ ኣርማ መን ይመርጾ።

መጋየፂ ማለት መመላኽዕ ማለት እዩ። ሓደ ነገር ከመይ ሰሓባይ ክኮን ከም ዘለዎ ዝኮን ዝጠቅሙ ነገራት እዩም። መጋየፂ ከመይ ክንከፋፍሎም ንክእል?

መስተታት ማለት ብመልክዕ ፈሳሲ ንደቂ ሰባት ዝውሃቡ ዓነታት ምግቢ እዮም፡፡ መስተታት ንደቂ ሰባት ከመይ ክጥቀሙ ይኽእሉ?

ብስጶርት ማለት ዶኣይምንት ሰውነቶም እንኽፍታሕታሕ ዝገብርዎ ዓንዘምንቀ ሰባስእዩ ማለትውን ካብ ዝተፋላቢ ዓነታት ሕማማት ንምክልኻል ወይውን ዝተጨ ማለድ ሰውነቶም ዘርጋ ሕጋህነ ኽብል ዘካይድዎ ኸይደእዩ ኽስጶርት ኣክን ዶኣይምን።

ትምህርቲ ማለት ኣብዝ ኣተኻዮ ኣጢኻ ናይ ኣትሓሳሣዋለጢ ምጓር ማለት እዩ ትምህርቲ ኸምገርና ምዕውን ሓብማዓስኪ እዩ ጠጠኩኖ ብሎ እንኽእልን።

ማሽናት ማለት ሥራሕ ንምቀላል እንጥቆሞም መሣልሕታት እዩም ማለት ሓደ ነገር ንሓ ንቲ ኻዲ ቐልጽ ኽንቀይሮም እንተለና ብ ሓገሥ ማሽን ተሓጊዝናይና እንሱርሖም እዞን ማሽናት ኦም ሠራሕ የካላትፍና ማሽናት ከነይ ይብጐዱ።

መሰረታው ልምዓት ማለት ደቂ ሰባት ብቕልጡፍ ሓገደስቲ መሠረታዊ ብመሠረቱ ሓገደስቲ ዝኾኑ ነገራት ከም ኣብነት መንገድን ማይን ዝመሳሰሉ ነገራት እዮም፡፡ መሠረታዊ ልምዓት ከመይ እንዳ ኣማሓየሽካ መኻድ የካኣል?

መስተታት ዘበሃሉ ደቂ ሰባት ምግቢድ ኅሪ ምእብላ ከም ምጊ ኾይኖም ዘገርግድዎም መተታት ልሠለሢይኹን ኸእል ደረቕ መስተታት ዝስተዩ ኣካልና ጕሎ ዝሁ ነገራት እዮም መሰታት ኣኲንዶ ኣይክኽፈሉ ሁሉ

ኣርክቴክቸር ማለት እቲ ሕንፃ እንታይ ክመስል ከምዘለዎ ቀሪፅካ ዝቕመጥ ናይ ስእሊ ጥበብ እንትኾን ህንፃ እንትበሃል እንተሎ ድማ ህንፃ ስራሕትታት እቲ ኣርክቴክቸር ዝቐርፆ ቅርፂ ናብ ተግባር ምውዓል ማለት እዩ፡፡ ኣርክቴክቸር ኣብ ክንደይ ይኽፈል?

ባንዴራ ማለት ንሓደ ሃገር ወይ ንሓደ ኽልል ወይ ንሓደ ህዝቢ ወይ ንሓደ ውድብ ዝውክል ናይ መንነቱ ናይ መፍለኡ መግለፂ ዝኾነ ናይ ጨርቂ ዓይነት እዩ ባንዴራ ከመይ ይምረፅ።

እፅዋት ማለት ኣትክልትታት እዮም እዞም ኣትክልታት እዚዮም ደቂ ሰባት ነውግነትን ንመድሓኒት ንተገድግሉ ነገራት እዮም እፅዋት እንተዚሃልዮም ዓለም እንታይ ምኾነት?

ኣርማ ማለት ምልክት ማለት እዩ ንሓለ ነገር መፍለይ እንታይ ከም ዝመስልን ከመይ ኃይነትኩም ዝኾነን ንምፍላይ ነጥቆሙ ምልክት ኣርማ ተውሂልስዋ ኣርማ ክንመርጽ እንተለና እንታይ እንታይ መምብርኁታት ንከተል።

ኤሌክትሮንክስ ማለት ሓይሊ ኤሌክትሪክ ተጠቂሞም ዝሰርሑ ኣይነታ ኣቝሑት ኲሎም ኤለትሮኒክስ ይበሃሉ። ኤለክትሮኒክስ ከመይ ጌርና ክንጥቀ ንኽእል?

ናይ ገዛ ኣቕሑ ማለት ኣብ ገዛ ንጥቀሞም ዓይነታት ኣቑሑ ኮይኖም ዝተፈላለዩ ንጥፈታት ንኽነሳልጥ ንጥቀሞም ኣቕሑት እዮም፡፡ ናይ ገዛቕሑ ካብ ምንታይ ምንታይ ክስርሑ ይኽእሉ?

ባንዴራ ማለፍ ንሓድ ሃገር ብፉሊንመግላስ እንጥቖመሉ ዝብሉብለብ ካብ ጨርቀ ዝሠራሕ መለለይ ምልክት ናኃለ ሃገር እዩ ባንዴራ መዓዝ ተጀመረ

መስተታት ማለት ብመልቀ ፈሳሲ ንምግነት እንጥቆሞም ኣይነታት መስተ እዮም ዘመሰታት ልሱሳት ኮነ ይሁሉ ተራዕ ምስተን ክኾኑ ይኸሉ ጕድኣት መስተታት እንታይ እዩ

ሥድራ ማለት ሓብ ሓደ ገዛ ዘርከቡ ኣባላት ተሰብስዮን ዝፈትርዎ ነኸምኩም ናይ ሰብ እዩ ኅብርት ሰብ ዝበሃል ካብ ሥድራዓዊዩ ዘርከብ ናይ መሓርሰብ ክፋል እዩ ሥድራ ብኸመይ ኽምራሕ ይኽል።

ማኅበራዊ ሚድያ ማለት ደቂ ሰባት ብስተፈላይመርክሉ ሓብረታታት ዝፉኑብሎም ሚዳያታት እዩ ማኃበራዊ ሚድያ ከመይ ክንጥቀምትሁየል

ሃይማኖት ማለት እምነት ማለት እዩ፡፡ ደቂ ሰባት ንፈጣሪኦም ተኣሚኖኣምሉ ዝነብሩ ናይ እምነት ድርጅት ሃይማኖት ይባሃል፡፡ ሃይማኖት ካብ መዓዝ ተጀሚሩ?

ባንዴራ ማረት ንሓድ ሃገር ወይ ን ሓደ ኣኽልል ወይ ን ሓደ ውድ ወይ ን ሓደ ቤጽዕፈ ፍወክል ናይ መለለይ መንነቱ ዝኾነ እናይ ካብ ጨርቂ ዝፍራሕ ነገር እዩ ባንዴይራ ከመይ ክመርጽ ምኽእል?

እስጶርት ማለት ደቂ ሰባት ኣካለም ንምጡንካር ዝጐርዎ ምንቀስቓስ እዩ። ማለትውን ብኣይነት ከም ሓደዉን ከም ሓደ ዓይነት ኣታዊ ወይከዓ ናይ ኢኮኖሚ ምእተዊ ብጥቆም ይኾሉ ጐዳ ኣይነታት ስጶርት እንታይ እ?

ባህላዊ ሕክምና ማለት ብሳይነስ ኣብ ዘይቶምሃሩ ግን ድማ ከም ሕክምእና ኾይኑ፤ ኣብ ማሓበረ ሰብ ብባህሊ እንዳተወራረሰ ኸም መድኃኒትነት ዝጥቀም ኣካል እዩ። ብህላዊ ሕክምና ጠቓምድ ዩ ወይስ ይጐደእ?

ግዕዞ ማለት ካብ ሓደ ቦታ ናብሓደ ቦታ ብእግር ይኹን ብመኪና እትጐብሮ ምንቀስቃስ እዩ። ቱርዝም ማለት መስሕብ ኣብ ሓደ ቦታ ተኣኪቦም ጥራሕ ዝርክቡ ፊሊይ ዝበሉ ናይ ሓደ ቦታ እዩም። ስደት ማለት ካብ ሓደ ቦታ ናብ ካሊእ ቦታ ተገዲድካ ምኻድ ማለት እዩ። ቱርዝምን ስደትን መዓዝ ተጀመረ?

ስጶርት ማረ ኣካላዊ ምንቀሥኣስ ማለቱ ኣለቱን ዘተፈላለ ኣካላትቃ ደብዙ ዝነበረ ሓንቃሳቓስ ናፍታሕታሕለ ትጐብሮ ኃይነት ምንቀስዓስ እዩ ጉድኣት ናይ ስጶርት ኣለዶ?

ስጶርት ማለት ምንቀስዓስ ማለት ተዋራታት ደቕሳሓት ናኽጥንክሩ እንጐሮም ኣንታት ምንቀጽኣስ እስጶርት ይብሃሉ ብስጶርት ኣኩንደይ ክንመቕሎም ነኸዒል

መዝናነይ ቦታ ማለት ሓደ ሰብ ኣብ ደኻሙ ኾይዱ ተዝናንዩ ኣእሙሩ ዘሕዱሰሉ ቦታ ማለት እዩ ማለትውን ህሊ ዘሪ ቦታ መናፈሻ ዘለዉ ቦታ ማለት እዩ መናፈሻ መዝናነይ ቦታ ኣበይ ክተዝኸውን ይምረሱ?

ጶሎቲካ ማለት ንሓደ ሃገር ዘለዎ ኲሉ ነቕዳይ ኣብ ማራርኁኡ ከመይ ከም ዝመስልን ብኸመይ ሕገደም ብኸም ዝኸይድን ኣነጻፂሩ ዘርኢ መረአያ እዩ ጶሎቲካ ሓድ ሃገር ዘለዉረዓ እንታይ እዩ።

ሕርሻ ማለት ገባሮት ዝዋፈርዎ ኣብ ለሥራሕ ዋይኑ ኣብ ማሓረስ በብዙሕቱ ኣብ ማሕረስ ዘትክር እዩ ግብርና ኽበሃልተሎ ኲሉ ምርባሕ እንሰሳና ማሓረስውን ኣተቓሉኽሕዝ ዝኅየኑ ግብርና ከመይ ክዘምን ይዄየል::

ኣርክተ ኽጨርን ሕንፃ ሥተዝግለጸልቲኦም ብሓንሻ ተዛሙህርቲ ዝኸዱ ናይ ሓደ ሕንፃን ዕሥራህ ዝቕሙ ነገራት እዮም ኣርክትርክጨርን ሕንፃን መዓዝን ብመንን ብኸመይን ከን ተየመረ ተዝግለጸ።

ነገዛ እስሳ ማለት ምስ ደቕ ሰባት ዝነብሩ ተላሚዶም ዝነብሩ እንስሳት እዮም ናይ በርኻ እስሳ ማለት ኣብ በርኻ ዝነብሩ ኣነታት እንስሳ እዮም ነገዛን ናይ በርኻ ንስሳ ከም ኢገርና ክነላሙዶም ብሓንሻ ኽነብሩ ይዂዱ።

ዘይናውታር ማለት ንሓበሬታ ምንጭታት ዝኾኑ ነገራት ማለት እዩ ተኸክለኛ ዘይናውታር ከመይ ኽንመርስ ንኽእል።

ቤት ምግቢ ማለት ዝብልዑ ምግብታት ዝርከብሎ ገዛ ማለት እዩ ቤት መስተ ማለት ወይ መስተ ዝርከበሉ ገዛ ማለት እዩ ቤት ምግብን ቤት መስተን ከመይ ጌርና ክነዘምን ንኽእል?

ትምህርቲ ማለት ካፍቲ ዝነበረካ ፍልጥት እንዳምሓሽካን ለውጢ እናገበርካን ትኸደሉ መንገዲ እዩ፡፡ ናይ ትምህርቲ መወዳእታ ኣለዎ ኢልካ ዶ ምሕሳብ ይካኣል?

ገዛ ማለት ኾነ ዂሉ ስላር ቀምስ ባል ኮይም ዘገልግል ነገር እዩ መንበር ዘበሃል ግን እትነወብረሉ ፍሊዘለ ቦታ ማለት እዩ ገዛን መንበርን መዓዝ ክዘርሕ ኣለና

ናይ ገዛ ኣቑሑ ማለት ኣብ ገዛ ከም መሳርሒ ኮይኖም ዘገልግሉ ጥረ ኣቑሑ እዮም፡፡ ናይ ቢሮ ኣቑሑ ኣብ ቢሮ ኣብ ቤት ፅሕፈት ከም መሳርሒ ንጥቀመሎም ኣቑሑት እዮም፡፡ ናይ ገዛን ናይ ቢሮን ኣቑሑ ከመይ ጌርና ክንፈልዮም ንኽእል?

ጶሎቲካ ማለት ሓደም ሓብረ ሰብ ዝሙርሕሉ ናይተሓሳስባ ናይሪ እቲ ዓለም ኣካይዳ ገለሳን ዘካተ ተነግር እዩ ጠሙ ጶሎቲካ ኣብ ሃገር እንታይ ዩ።

መፋለጢ ማለት ሓደ ነገር ኣፍለጦ ኣብ ዘይነበሮ ከመይ ጌርካ ክፋለጥ ከምዘለዎ ምግባር ማለት እዩ፡፡ መፋለጢ ክንጥቀም ተለና ከመይ ጌርና ኽንመርጽ ንኽእል?

ዓርማ ማለት ንሓደ ነገር ምልክት ምርእ እዩ ማለት መለለይኡ ንሓደ ነገር ርኢኻ እዙይ እዙይ እዩ ኢልካ ነዂትፈለሉ ዝጠቅም እዩ ኣብ ዓለም ኣርማዊይ ካዕ መለለይ እንተዘይህሉ እንታይ መተፈጠረ።

ሥራሕ ማለት ደቂ ሰባት ዝገብርዎ ናይ ንጥፈታት ከይዲ ዂሉ ዘጠቓላለ ኣብ ጕዕዘ ሕይወቶም ዝዘካይድዎ ንጥፈታት ኲሉ ዝኃዘ እዩ ሥራሕ ዝብሃል ሥራሕ ከመይ መዓዝ ክሥራሕ ኣለዎ።

ነገዛ በርኻ ንስሳ ማለት ነገዛ ንስሳ ምስ ደክ ሰባት ኣብገዛ ዝነብሩ እንተኾን ናይበርካ ድማ ኣብ በርኻን ኣብ ዶኣድዋርን ዝነብሩ ኣይነታት ንሲሳ እዮ ጥቕሚ ነገዛ ናይበርኻን ንስሳ እንተይእዩ።

መጋየጽ ማለት ደቂ ሰብኣት መልኩዖም ሰሓባኣይንኾውን ዝጥቆምዎ ናይ ደገ ተወሳኺ መልከ ዝፈጥር ነገር ማለት እዩ። መጋይጽታት ካብ ምንታይ ምንታይ ክርከቡ ይኽእሉ?

ጥራንስጶርት ማለት ነቲ ዘጐዓት ዘሎ ኣካል ዝኽፈል መሃይኡ ማለትዉን ብቕርሺ ተመንዚሩ ክንደይቶም ዘለ ዝጐሃብ እዩ ተሽከርከርቲ ዘበሃላ ተጕዕሓዝተዂለን እተን ተራንስጶርት ዘጕዓዛ ዘለዋ እየን ተራንስጶርት በኸመይ ይዝም ።

ብጋይስቲ ማለት መመላኻዓቲ ማለት እዩ ሓደ ነገር ሰሕባይንኾዉን ምንጥቆሞም ቊሳቝስ መጋየፂ ተብሂለም ይሥጐ መጋየቲ ብኸመይገይርና ኣብዋሂድና ኽንጥቀም ንጌል

ስድራ ኽበሃል እንተሎ ኣቦን ምስ ደቆም ዝሓቐፈ ነገር እዩ። ኅብረተሰብ ዝብሃል እንተሎ ኣብቲ ኸባብ ዘለዉ ስድራ ቤታ ተኣቢም ዝፈጥርዎ ክፋል ሕብረተሰብ እዩ። ስድራ ብመን ክመይን ይምራሕ?

መጋየፂ ማለት ደቂ ሰባት ሓደ ነገር ሰሓባይ ንክኸውን ዝጥቆምዎ ዓይነት ቊሳቁስ እዩ፡፡ እዙይ ክበሃል እንተሎ ኣብ ወድ ሰብ ኣብ ባዕሉ ወይ ከዓ ኣብ መንበሪኦም ዝጥቀምዎ ናይ መጋየፂ ዓይነት እዩ፡፡ ዝኸበረ ዓይነት መጋፂ እንታይ ይበሃል?

ሕርሻ ማለት ሓደ ዓውደ ሥራሕ ኾይኑ ማሕረስን ምርባሕ እንስሳን ዘካተተ ዓውደ ሥራሕ እዩ ። ግብርና ኽብሃል ከሎ እቲ ኣብኡ ዝሠርሕ ብዓል ሞያ ነቲ ሕርሻ ዝመርሕ በዓል ሞያ እዩ። ሕርሻ መዓዝተጀሚሩ?

መጋይ ጽናለት ሓደ ነገር ሰሓባይ ነኾውን እንጽቆሙ ኸም መመላኽ ይኾይኑ ዘገልግል ኣቕሓዩ መጋይ ስታት ከመይ ክንመርጽን ክንጥቀምን ንኸል።

ጥበብ ማለት ኣብ ደቂ ሰባት ዘሎ ሞያ ክእለት ማለት እዩ፡፡ ባህሊ ማለት ደቂ ሰባት ካብ ቀደምቶም ሒዞም እናተወራረሱን እናተተኻኽኡን ዝኸድዎ ኸይዲ እዩ፡፡ ምትእስሳር ጥበብን ባህልን ከመይ ዝበለ እዩ?

ምግብታት ማለት ዝብልዑ ነገራት እዩ፡፡ ምግብታት ደቂ ሰባት ወሃብቲ ጉልበትን ሙቐትን ኮይኖም ዝጠቕሙ ዓይነታት ብልዒ እዮም፡፡ ምግብታት ከመይ ክንምድቦም ንኽእል?

ተፈጥሮ ማለት ብተፈጥሮ ባዕላ ተፈጥሮ ዝዓደለቶ ነገር ማለት እዩ፡፡ ኣካባቢ ማእት ግን ኣብ ተፈጥሮ ዘሎ ዂሉ ነገር ዘካተተ ማለት እዩ፡፡ ማለት ውን ተፈጥራኣውን ሰብ ስራሕን ዝኾነ ነገር ዝሓዘ ማለት እዩ፡፡ ተፈጥሮ ኣከባብን ከመይ ክነራኽቦም ንኽልእል?

ተፈጥሮ ማለት ዓለም ባዕላ እቲ ልግሶ ብተፈጦ ዝርከብ ነገር ማለት እዩ ኣካባብ ማለት ኣብተፈጥሮ ቐጺሉ ምስተፈጥሪ ኃዊሱ ደቕሰባትውምዝሓወስዎ ነገር ፈካተት ነገር እዩ ተፈጥረ ነከባብን ከመነስ መዕማል።

ኣትክልቲ ማለት ቆምቲ ተልታት ርካፈተ እዩ ኣኃመልቲ ማለት ኣብ ሓትድ ጊዜ ተታውሎም ፈልቲፎም ዝዓብዩ ኣይንታት ምጉ እዮ ጉድኣት ኣትክልትን ኣኃመልትን ይህሉዶ

መስተታት ማለት ብመልክ ፈሳሲ እንምግኹም ዓይነት ምጐታት እዮም እዚኣቶም ከዓ ኣልኮላዊ ኾኑ ይኮሉ ልሱሳት መስቲሕ ኾነ ይኮሉ እዮም እዙይ ክኑ እልተለና ንንሰውነትና ጐልበት ዝሁ እዮም ጐድእቲ መስተታት ዝበሃሉ እንመን እዮም።

ፖለቲካ ማለት ናይ ሓዳ ሃገር ኣርኣእያ ወይ ከዓ ዝምረሐሉ ናይ ዓለማዊ ከይዲ መነጽር ሕጊ ደንብን ዝወፀሉ ከመይ ጌይርካ ከም ዝምርሕሉን ዘተ ዝግብርሉን እዩ። ናይ ናይ ፖለቲካ ሓቀኝነት ኣበይ እዩ?

ኣትክልትን ኣሕምልትን ዝብሃሉ ቖጽሊ ዘለዎምን ዝዑምቢውን ዝፈርዩን ነገራት ኮይኖም ምጽቂ ሰባት ከብምግብነት ከገልግሉ ዝክእሉ እዮም። ኣትክልትን አኅምልትን ኣብ ከመይ ዘለ ቦታ ይምችዎም?

ትራንስፖርት ማለት ካብቦታ ናብቦታ ዝግበር ጕዕዞ ዂሉ ሓቝፉ ዝሓዘ ነገር እዩ ተሽከርከርቲ ማለት እተን ናይ ፅዕነት ኣካላት ማለት እዩ ትራንስፖርት ንተሽከርከርትን ከመይ ተዋዲዶም ይሰረሑ?

ተሰባ ንሰን መንሌላ ኣብርሃም ሊንክን ባራካኦዋማ ኢሉውን ጵለስቴናዊ ምባሪካል ተፈለት ሰባት ረውሐኦም እንተይ እዩ።

ብዓለም ተፈለት ሰባት ከም በዓል ኔርሰን መንድላ ባራኽ ኦባማ ኣብርሃም ልንከን ቶማስ ኢድሴን ዝመሣሶሉ እዮ ተፈለት ሰባት ኣብ ዓለም ሃበርከቶም ቶም እታይ እዮ።

ክምህርቲ ማለት ኣብ ዓለም እንደሃልለኻ ብስተፈላለ መንገዱ ብሥርዕን ዘይሥርዕን ትረኾር ናይ ፍልጠድ ምንቄ ማለት እዩ ተምሃርካ ታፍዝ ነበረካ ምእሽተሎጢ ምምጻእ ማለት እዩ ትምርቲ ብኸመይ ይምዕብል

ዘይናውታር ማረት ሓበርያታታት ዝውዝዕሎም ወይ ውዝም መሕላለፈሎም ኲሎም ሓነታት ድረገጽ ዘይናውታር ይበሃሉ። ተኸክለኛ ዘይናውታር በከመይ ክንመረፅ ንኽእል?

ጥበብ ማለር ናይ ደኽሰባት ኣብ ዕድሚ ርኮዓም ዘዕቢይዎም ዓንታት ሞያ ኢንሞያ ኾነኮዶ ኻልየ ይትሓዘይ ባህልንማ ብድልም ድዝሞስዮም ጕዳት ናይ ተቕሚዕ ናይ ባህልን ጠውብኖ ኣለዶዉ።

ኤሌትሮኒክስ ማለት ብኤሌትሪክ ዝሠርሑ ኣቑሑት ኮይኖም ምስ ዝተፈላለዩ ነገራት እንጥቀመሎም እዮም፡፡ እዚኣቶም መብራህቲ ተጠቒሞም ዝሰርሑ ዓይነታት ኣቑሑት እዮም፡፡ ኤሌትሮኒክስ ከመይ ክንፅግንን ጥንንቃቐ ክንገብርን ንኽእል?

ዜናውታር ማለርት ዜና ብመዕላለፈሎም ኲሎም ዓነታት ኣውታር ዜናውታር ይብሃሉ ።ዜናውታር ከመይጌርና ንመርፅ?

ኅብረተ ሰብ ዝበሃል ኣብ ሓደ ኻባቢ እክቢሉ ዝነብር ኮይኑ ሓደ ዓይነት ናይ መናውሮ መልከዕ ዘለዎ እዩ ሥድራ ዝበሃል ግን እቲ ዝነእሰ ናይ ኅብረተ ሰብ ክፋል እዩ ብንእሽደይ እትጅም ርእንተሎ ኅብረተ ሰብ ሥድራ ኾይኑ ይጅምር ማእት እዩ ሥድራ ኅብሪተ ሰብ ካኡ ናበኣየዓሉ።

ንግዲ ማለት ሓደ ካብቶም ኣለዉ ዝብሃሉ ዓውደ ስራሕቲ እዩ። ማለት ከም ስራሕ ኮይኑ ዘገልግል እዩ፣ ምትዕድዳግ ኽብሃል እንተሎ ኣብ እዋን ንግዲ ዝግበር ናይ ምሻጥን ናይ ምልዋጥን ከይዲ ምትዕድዳግ ይበሃል። ንግዲ ኣብ ከመይ ነኸ

ባህላዊ ሕክምና ማለት ብባህሊ ብልምድን ልቂ ሰባት እንዳማዕበለዎ ዝመጸ ዓይነት ሕክምና እዩ፡፡ ብል ሕሕምና ጠቓሚ ድዩስ ወይስ ጐዳኢ?

መሠረት ኣውጕልጋለት ማለር ደቂሰባት ተቐዳ ምነት ክጠልብዎምዝኾሉ ኣግልጋለታት ኣታልራ ምሠረት ኣጕልጋለት ይበሃል መሠረት ኣውግልጋለት ከመይቲምሓሹ እፈሉ።

ነገዛ እንስሳ ማለት ኣብ ገዛ ምስ ደኽ ሰባት ተላሚዶም ዝነሩ እንስሳት እዮም በራኻ እንስሳማልት ኣብ በራኻ ኣብ ጫካ ዝነሩ ንስሳት ማለት እዩ ነገዛ ናይብ ርኻ ንስሳት ከመይ ብሓባር ክነበሩ ይኮሉ?

እስጶር ማርከቶ ዑት ማለ ኣብ ኣዳጋ ኣብ ሓደ ተኣኪቦም ዘርከዉ ን ሓደ ገዛኣለዉን። ኣዑት ዘለዎ ቦታ ማለት እዩ እስጶር ማርከቴ ዑት ኣከመይ ቦታ እቕሞት ኣለዉ።

ዕብረ ትሰ ማለት ኣኺብካፍ ሥድራ እዩ ሥድራ ማለት ኣብሓደ ዓልያት ዘለዉ ናይ ደኾንሴን ነክተውዓትን እኽከብ እዩ ኅርስሰም ሥድራን ምባል መዓዝ ዘጀሚሩ

ንግድ ማለርት ሓደ ዓብደ ሥራሕ ኾይኑ፤ ደቂ ሰባት መኾነሩ ምሻትን ምልዋትን ዘካይዱድእዩን ምትዕዳግ ክበሃልተሎ ኣብ ንግሪ ዘካየድ ናይ ምሻጥን ምልዋጥን ከይድ ምትዕዳግ ይበሃል። ንግዲ ብመሠረቱ ኣብ ክንደይ ክንከፍሎ ነኽ?

ኣገዛዕትስሳ ማረት ሙስደ ኽሰባት ኃቢሮም ዘንዕሩ ዓንታትንስሰየ ናይ በርኻ ንስሳት በሃሉ ድማ ኣብ ጫካይናጕዱርን ብብህቶም ዘነዕሩ ንስሳት እዩም ናይገዛን ናይ በርኻ ንስሳን ከመይ ተዛሜዶምኩነጕሪ ይኹሉ?

ዘይናውታር ማለት ደቂ ሰባት ሓበሬታ ዝርኽብሎም ምንጭ ሓበርፍታት እዮም ዜይናውታር ተኸክለኛ ካብቲዙ ግጉይን ብኸነይ ክንፈልዮም ንኸል?

እሽቢ ኃይማኖት ማለት ደቂ ሰባት ዝኣምንዎ እምነት ኮይኑ ከከም እምነቶም ክፈላለይ ይኸይሉ እዮም እዙይ ክንብልተለና እቲ ሓደ እቲ ሓደ ብዘይምግዳድ ኣብ ነቢ ዓለም ክኣምነይበሉ ኣብ ዓለም እትኸኽለኛ ኣይማልት ኣየናይ እዩ።

ኣትክልትን ኃምልቲ ማለት ኣትክልቲ ቆንቲ ነገራት እንተኾኑ ሕምልቲ ድማ ኣሓትሪ ጊዘ ዘዕምብጉ እዮም ጠሚን ኣትክልትን ኃምልትን እንታይ እዩ

መሣርሕ ማለት ሓደ ነገር ንዝኃሰውና ይኹንሠርሕ ዘድ ኣላማ ነኽንሠርሕ ዘጠቅም ኣቕሓ እዩ መሣርኂ ከመይ ክንመረት ነኽል።

ተፈጥሮ ማለት ካብ ብመሠረቱ ብተፈጥሮ ኾምኡ ኢሉ ዝርከብ ነገር ማለት ኣዩ፡፡ ኣከባቢ ኽባሃል ተሎ ግን ኣብቲ ልዕሊ ተፈጥሮ ደቂ ሰባት ዝተፋላልየ ፅልዋ ኣሕዲሮም ዝልውጥዎ ኸባቢ ውን ክኾውን ይኽእል እዩ፡፡ ተፈጥሮ ከመይ ጌይርና ተንከባቢና ኽንሕዝ ንኽእል?

ናይ ገዛ ኣዊዕ ማለት ኣብ ሓደ ገዛ ንዝተፈልለዩ ሥርሕጢ ዝተሙ ኣብዑት እዮም ናይ ቢሮውዕ ማለት ኣብ ቢሮ ኣብ ቤጽአፈት ከብ መሣሐ ዝትጎም እዮም ናይ ገዛን ናይ ቢሮ ነዑ ከመይ ገርና ኣስማዓሜና ንኸይድ

ሕብረት ሰብ ማለት ደቕ ሰባት ተኣኪቦም ዝነብሩሉ ናይ ሕብረት ወይ ኻዓ ጥምረት ደቕ ሰባት ማለት እዩ። ስድራ ማለት ሓደ ዓይነት ዓልት ሰባት ዘነብሩሉ እዩ። ኣርስትን ስድራን ከመይ ተዋዲዶም ይኸዱ?

ስፖር ማርከት ቕሑት ማለት ዕብይ ዝበለ ናይ ድንኳን ቦታ ኾይኑ ብትሕስትውን ብዙኃት ኣቝሑት ዘርከብዱ ድንኳን ኣቝዑ ማለት እዩ። ስጶር ማርከት ኣቕሑ ኣበይ ይር?

ፋሽን ማለት ናይ ደቂ ሰባት መግረጹ ኾይኑ ካብ ጊዜ ና ጊዜ እንዳዘመነ እንዳተለወትን ዝኸይድ ከይድ እዩ ማለትውን እቲ ሓደ እዝኃለፈ ጊዜ ብኻሊ ሓድሽ ነገር እንትትካእ እንተሎ ክንብልት ኣለ።

ከምቲ ግራይና ተፈል እቲ ሰባት ንግሥቲ ኣዘ ወሕካዓ ንግሥተ ሳባ ሓፀ ይገብሪ መስቀል ኢዛና ሳይዛና ሓፀ ዮሓንስ መለስቶይናዊ።

ንሠረታኣው ልማዓት ማለት ንሓደ መ ሓዋረ ሰብ ብመሥረቱ ኣገድ ደስቲ ዝኾኑ ነገራት ናለት እዩ መሠረታው ልምዓት ንሓድ ሃገር ከመይ ክህነጽ የኽእል።

ጕዕዞ ማለት ኣብ ዒለትኣም እናውራኻ ሓደ ሥራሕ ኒ ምሥራሕ እቲጐብሮ ምንቀሥቓስ እዩ ቱርዜ ማለት ሓደ ፍሉጥ ነገር ንኽትዝንምርኣይ እተቐዶ ዝብምጉና እዩ ስደት ድማ ሓደ ሥራሕ ን ምሥራሕ ካብ ዘፈልይ ሃገር ምስዳድ ምዃድ ማለት እዩ።

ኣትክልቲ ማለት ደቂ ሰባት ንምግብነት ዝጥቀምሉ ፍረ ምረታት ማለት እዩ፡፡ ኣሕምልቲ ማለት ንደቂ ሰባት ንምግቢ ዝጠቕሙ ልስሉሳት ቆፅልን ኣብ ሓፂር ግዜ ዝበቑሉ ማለት እዩ፡፡ ጉድኣት ኣሕምልትን ኣትክልትን ኣብ ደቂ ሰባት ኣሎ ዶ?

ሃይማኖት ማለት እምነት ማለት እዩ። መሓደ ነገር ኣሚንካዮ ኣኡ ፀኒዕኻ መንት ነብር ተለኻ ኃይማኖት ተውይሩ ስዋዕ ኣብ ዓለም ክንዳ ዓይነታት ኣይማኖት ኣሉዉ።

ትራንስርረት ማለት ኣብ ምጕዓዝ ኲሉ ዘካትት ማሳለጢ ሰቡ ገንዘዉ ዂሉ ዘጠቓለ ተራንስፖርት ይበሃል። ተሽከርከርቲ ትጳልቶኣሎ ነቲ ዝጐዓ ዝ ኣካል ሰብ ወይ ከዓ ጕዕዞ ተሸኪሚ ዝኸይድ እዩ እቲ ዝኽበረ ዓይነት አ መንገድ ተራንስጶርት ኣየና እ።

መጋየትን መመላኽዕን ክድት ተመሳስልቲ ምዘቂ ሰባት ሓባይ ንውኽንትኾኑ ዝጐብሩ ነገራት እዩም ንሕንሳውን ክጥኦም ዝኸሉ ነገራት እዮም መጋየቲ ነውክዜንትን ትከ መመላኽዒ ድማ መብዙሓጐጐይ ነዓጽሪዋን እዮም ዓፈልላይከለ ወምዶ።

ፋሽን ማለት ነቲጐብሮ ነበርካ ከም ብሓደሽ ይቀይርካ ዘትቀወት ኣለኻ ነገር ተለዊት መፅተለ ፋሽን ይበሃል ምጥቃን ፋሽን ጕድኣት ኣለ ጐደስ ወይስ የብልን

ቤት ምጊ ማለት ምጊ ንተጠቀምቲ ዝቐርወሉ ኣዳራሽ ማለት እዩ ቤት መስተ ማለት መስተታ ዘለዎኾይኑ መስተታት ዝርከብሉ ኣዳራሽ ማለት እዩ ቤት ምግን ቤት መስተን ከመይገርና ንነካይዶ?

ሕጊ ኽበርቲ ማለት ዝወፅሐ ሕጊ ንኽትግበርን ሕጊ ዝተሓሰ ኸዓ ዝግብ ዓይነት ቅጽዓት ንኽውሃብ ሕጊ ዘኽሩ ማለት እዩ ሕጊ መኽባር ኣልተለና ኸመይ ይና ነካይዶ?

ንግዲ ማለት ዝሃላካ ነገረድ ገዚኻ ኣትሪፍካ ምሻትን ምልዋትን ማልት ምትዕድዳግ ማለት ኣብ ከይድ ንግዲ ዘሎ ናይ ምሻትን ምልዋትን ከይድ ዩ ንግድን ምትእዳግን ከመይትኣሳሰሩ።

መፋለጥ ማለት ሓደ ነገር ካብ ንእሽተይ ጀሚሩ ኸመይ ገይሩ እንደዓበየን እንዳተቖጻጸርን ክይድ ይኽእል፣ ኢሉ እውን ከመይ ኢሉ ኣብቲ ዘለዎ ነገር ኽጸንሕ ይኸይል ከልእ ካዓ እቲ ገብሮ ናይ ሓሳብ ምልውዋጥ እዩ። መፋለጢ ብኸመይ መንገዲ ተዝኮን ይመረጽ?

ጕዕዞ ማለት ኲሎ መዳያዊ ምንቀስቓስ ዓ ይወት እንናሃለኻ እትጐብሮ ኣይነት ምንቂስቓስ እዩ ትርዝም ትብሃ ልንተሎ ብ ሓደ ነገር ኽጕም ነይ ዝኽእል ፍል ነገር ማለት እዩ ስደት ድማ ካብ ሓደ ና ሓደም እፍላስ እዩ ዛዓበየ ትርዝም ቦታሃበ ይር።

ትመህርቲ ማለት ብፍልጠት ካብቲ ማሊ ሎሚ ሎውጢ ምንጻእ ማለት እዩ ። ትምህርቲ ኣብ ከማይኣገባብ ክንረክብ ንክእል?

መፋላጢ ማለት ሓደ ነገር ካብ ዘይነበሮ ከመይገርና መሰብረተ ሰብ ነፋልጦን ናቕሎሚ መንገዲ እዩ መፋለጥ ኣኸማይ ክዝምን ይኽል።

ናይ ገዛ ኣቝሒ ዝበሃሉ ኣብ ሓደ ገዛ ሓደ ስድራ ዝጥቆም ኣሎም ኣቝሑት እዮም ናቢ ሮዂት ዝበሃሉ ኣብ ቢሮወይ ብጽርፈት ናቢሮ ሠራሕተኛ ዝጥቆም ኣሎም ኣይነታ ዘቝት እዮም ናቢ ረዂሒት ከመይገርና ኽንሠርሕ ነኸል?

ጶለቲካ ማለብ ሓደ ም ሓውረሰብ ኣብቲ ዘለዎ ኸመኢሉ መሓደር ከም ዝኽእል ዝሕጊ ዘወሰሉን ብትርግምወልን ብዘስሙሉን እዩ ጶለቲካ እናኒመርሑ

?ሕርሻ ማለት ኣመሬብ ምሕራስ ሓሪስካ ድማ ምህርቲ ምሕፋስ ማለት እዩ ግብርና ማለት ንዙይ ዘሎ ናይሕርሻ ነገር ከመይ ተዋሪድኻም ዝኸይድ ዘብል ኣካል እዩ ሕርሻን ግብርናን ከመይ ነዋዲሮም።

ቃማ ማለት ለቂ ሰባት ኣብ እግሪ ዘትዎ ሓም ዓይነት ክዳን ኮይኑ ዘገልግል ኣብ ቈሪ ሓብዐሽኹ ዝከልኸል ነገር ማለት እዩ ጫማ ከከልምለተ ፈላለዩ ካም እንታይ ክንሠርሕ ንኽል?

ጕዕዞም ማለትካብ ሓደ ቦታ ናብካልእ ቦታ ምጕዓዝ ማለት እዩ ትርዙም ማለት ሓደ ድርቂ ዝዃነ ነገር ከብ መስሕብ እንትቆም ነገር እዩ ሥደት ማለት ካሓረወታ ናካልይ ቦታ ተሠዲካ መዃኣት ናት ጕዕዞም ትርኔቴምን ስደትን ጥቕሞም ጕዳኣቶምንታይ ?

መሰረታዊ ልምዓት ማለት ንሓደ ማሕበረሰብ ብመሰረቱ ኣገደስቲ ዝኾኑ ነገራት ማለት እዩ፡፡ ከም እኒ መብራህቲ፣ መንገዲ ገለ ዝኣምሰሉ ብቐንዱ ጠቐምቲ ዝኾኑ ነገራት ማለት እዩ፡፡ መሰረተ ልምዓት ከመይ ይዓቢ?

መሠረት ኣወገር ግለት ማለት ንሓደ ነገር ብመሠረቱ ኣድለይቲ ወይከዓጥቐምቲ ዝኾኑ ምብራህቲ ማይ ስልኪ ዝኣማሰሎ ነገራት እዩም መሠረት ኣወገር ግለት ከመይ ክንሓንጾም ይግባ

ኣርክተከር ማለት ሓድ ንሓድ ሕንፃ ክርፃ ቐርፂ ዘውፁ እዮም ሕንፃን ሥራሕን ማለት ድማ እቲ ሕንፃ ሠርኁን ከመይከም ዝሥራሕ እቲ ሕንጻ ምውዳድን ማለት እዩ ።ኣርኪተከር እመዓዝ ተጀመረ?

ሕርሻ ማለት ሓደ ኣካል ዓውደ ስራሕ እዩ፡፡ ግብርና ማለት ነቲ ዘሎ ሕርሻ ዝመርሕ ዘተሓዳድርን ኣካል እዩ፡፡ ሕርሻን ግብርናን ከመይ ክዝምኑ ይኽእሉ?

ገዛ ኽበሃርከሎ እቲ እትነውረሉ ወይውን ኻይምቀል ኣካሪኻዮዉን ክኸውነ ይኸድ ገዛግን ትገዛ ገዛ ኻኽኾውን ኣለዉ መንበር ትባሃልተሎግን እቲ ዝኽትነውረሉ ጥራሕ ሠልሕካዮዓይነት ገዛ እዩ መንበሪ ኣክንደይ ይምቀል።

ትራንስፖርት ማለት መጐዓእዚያ ንመጕዓ ዝተኸፍሎ ኂሳብ ማለቲ ተሽከርከርቲ ማለት ነቲ ዘሽርከርአ ነቲ ሕጕዕ ዝተደሊ ነገር ዘጕ ዓብዙ ነገራት እዮም ተራንስጶርትን ተሽከርከርትን ከመይክን ጥቀምልኽየል።

መፍለጥ ወይኒ ድማ መስተዋቅያ ማለት ናይ ሓደ ሳይብ መለለየ ምንነት ካርድ እዩ እዙይ ማለት ካብ ካሊእ ሰብ ዝፈለሉ እዩ መስተዋቅ ወይ ድማ መለለይ ካርድ መዓ።

ኣትክልትን ፍራምርን ዘቕ ሰባት ብሚግብነት ዘገልግሉ ኃይነታት ጐእዮም ኣክል ሕምልትውን ከምኡ ብምግነቲ ቆምኣሎም እዩም ኣትክልትን ኃምልትን ከመይ ተኸናኺናነ ኣቢ

ሥራሕ ማለት ደኽ ሰባት ሚጐተመጊዮም ኽነብሩ ዘሣለትዎ ኲሉ ዓይነት ምትፈት ሥራሕ ይበሃል ሥራሕ መዓዝን ናበይን ከመይንተ ጀሚሩ።

ስድራ ማለት እቲ ዝነኣሰ ኣካል ናይ ሓደ ሃገር እዩ ሕብረተሰብ ድማ ካብስድራ ቐፂሉ እቲ ዝዓበየ ክፋል ናይ ሃገር እዩ ሕብረተሰብን ስድራን ከመይ ተዋዲዶም ክከዱ ይክእሉ?

ሃይማኖት ማለት ደቂ ሰባት ዝኽተልዎ እምነት ኮይኑ ናይ ማሕበረሰባት ኣብ ፈጣሪኦም ዘለዎ እምነት ዘገልፅሉ ዋና ዓምዲ ናይ ደቂ ሰባት እዩ።

ሕርሻ ማለት ሓሪስካ ኣላሣሌስካን ዝረእት ዘሪእኻ እተውቅለሉን ዓውደሥራሕ እዩን ግብርና ወ ምስኡ ዝተኣሣሠረ እግብርና ንስሳትን ካዲን ሓዊሱ ከመከምዘለን ዘተቋታጽር እዩን ሕርሻን ግብርናንመዓዝ ተጀመረ?

ቤት ምግን መስተ ማለትይምረጹን መስተታትን ብርከቡሉ ገዛ ወይ ከዓ ሕንፃ ማለት እዩ ቤት ምግን ቤት መስተን ሃብ ከመይ ዘይረ ቦታ ተዘኽቦቱ ይምረጹ።

ባሕላዊ ሕክምና ማለፍ ብሳይናይስ ይተመረመርን ብብህሊ ናቲ ጥቐምናሉ ንመጽእ ናይ ብሃሊ ሕክምና እዩ በህላዊ ሕክምና ጥቕምታት ኣለወሉ።

መጋየፂ ማለት ኣማላሕ ማለት እዩ። መማላሕዕ ማለትዉን መጋየፂይ ማለት እዩ መጋያት ከንብልተለና ንውሕግዘለጊዜት ዝጥቀምትዋቡን መመላኽዕማልትኩን ኣብ ሓሲልኦ ተጥቐምኳ ዝድርበዩ ነገራት ካትት እዩ። መጋያትን መማላኽእን መን ይትቅ?

ኣርክቴክቸር ማለት ሓደ ህንፃ ኸመይ ከምዝስራሕ ቀሪፁ ዝህብ ኣካል ማለት እዩ፡፡ ህንፃ ስራሕ ድማ እቲ ብኣርክቴክቸር ዝተሓነፀ ቅርፂ ከመይ ከምዝስራሕን ዝስርሓሉን ኣካይዳ እዩ፡፡ ኣርክቴክቸርን ህንፃን ከመይ ይፈላለዩ?

ናይ ገዛ ኣቝሑ ኣብ ገዛ ንሰርሖም ንጥፈታት ንምስራሕ ዝጠቕሙ እዮም፡፡ ናይቢሮ ኣቑሑድማ ኣብ ቢሮ እንሰርሖም ስርሕቲ እንጥቀመሎም ኣቑሑት እዮም፡፡ ናይ ገዛ ናይ ቢሮን ኣቕሑ ኣፈላላየ እንታይ እዩ?

ኣትክልቲ ማለት ቆምቲ ተኽልታት ኮይኖም ኣኅመልቲ ማለት ኣብ ሓደ ሓድቕቲ ተዘሪኦም ፍረዝሁ ማለት እዩ ኣትክልት ንኣኅመልትን ጥቕሞም እንተይ እዩ።

ተራንስጶርት ማለት ንምጐዓዝ ንውሶ ወጭ ማለት እዩ ተሽከርከርቲ ማለት ብጐማ ዘሽከርከራ ተንቀሳቐስቲ ነገራት ኲለን ተሽከርክርቲ እየን ጥራንስጶርትን ተሽከርክርትን ከመይዛመዱ።

?!ኣዓለና ተፈለጥ ሰባት ባንኪምን ባራካዋማ ኔድሴን መንዴላ ሓፀሐለ ስዳሰ ጥቕሚ ተፈለት ሰባጥ እንታይ።

ሙዜቃ ማለት ደርፊ ማለት እዩ እዙይ ኽንበል ንተለና ዝመሣልሕታት ሙዚቃ ተዓጅዉ ደቂ ሰባት መንፈሶም ደኺሞኣምተነይሮም ዘሕድሱሉ ናይ ጥበብ ዓይነት እዩ ሙዚቃ ኣብ ክንደይ ንኸፍሎም።

ሃይማነት ማለት ኣፈ ጣሪኻት ኣሜንካ ንፈ ጣሪኻት ገዜኻ እትነብረሉ ከይድ እዩ እዙይ ኽንብልተለና ኣብ ዓለም ክትነብርተኣለኻ ሓጥርኸም ዘለ ኣሜንካ ዝንበሮ እዩ።

መሠርሒ ማለት ሓደ ነገር ንኾነሣለት ወይ ነኽንሠርሕ ዘሕጊ ዘና ጉልበት ሓዝቁጥበልና ኣይነት እዩ። ጕድአት መወሣርሒ እንታይ እ።

መፋለጥ ማለት ሓደ ነገር እንተ ተጀሚሩ ናብ ዕዳጋ ከመይ ሊኣቱ ከመይ ኢልኸዕ ዳጋ ኣይጸንሕ ከመይ ኢልከን ደዓበ የኸይድ ከመይ ጌይርካ ናይ ዓላም ዕዳጋ ኽቋፃ ጸሪኽእል ኢድካ እቲ ጐብረሉ ናይ ምፋለጦ ኸይዱ እዩ እቲ ዘመነ መፋለቲ እንታይብሃl::

ሥራሕ ማለት ነይውዲ ሰብ ንኽነብር እዝጐብሮ ምንቂ ሥቓስ ኲሎ መዳዊ ምንቀሰቓስ ማለትውን ምግብን መስቲን ንኽረክ ኽብል ንዕደታው ናውር ኽብል ዝጐብሮ ዮ ከዓ ወፍል ዕማም እዩ ሥራሕ እንተ ዘይሠራወል ሰብንታ ኣይኮቡን።

መፍለጢ ወይ ድማ መስተዋቅያ ማለት መለለይ ምንነት ናይ ሓደ ሰብ ወይ ከዓ ናይ በይንኻ ወልቃኻ እትውነነሉ እትፍለጠሉ ሓደ መፍለጢ ካርድእዩ

ትራንስጶርት ማለት ኣብ ምጐዓዝ ዘሎ ኸይዲ ዂሉተተቓልል እዩ ተሽከርከርቲ ድማ ኣፍቲ ኸይዲ ኣፍቲ መጐዓ እዚያ ኸይዴ እኸም መጕዓ እዚ እንጥቀመን ትካትን ክንድ ዓይነት መጕዓእዚ ኣለዉ?

ንግድ ማለት ሓደካፍቶም ኣውድቃት ሠራሕቲ እዩ ።ምትዕደዳግ ማለት ኣብ ከይድ ንግዲል ዘሎ ናምሻቶምልዋዕትን ከይድ እዩ ንግድን ምጠዳግን ከመይ ክንፈልየም ንክእል?

መዝና ነይ ቦታ ማለት መዘናገይ ቦታ ማለት እዩ መዘናግዕ ማለት ሓድሻ ኣምሮዑ ንኽተህፈትር ጠቕምቦታ ማለት እዩ መዝናንይ ቦታ እንተዚሃልዩ እንታይከስብብ ይኽዕል?

መጋየፂ ማለት መመላኽዒ ማለት እዩ፡፡ ንሓደ ነገር ሳሓባይንኽኾውን እንጥቆሞ ነገር እዩ፡፡ መጋየፅታት ከመይን ታበይን ኣወሃሂድና ኽንጥቀም ንኽእል?

ጥበብ ማለት ኣብ ሓደ ሕብረተሰብ ዘሎ ናይ ኢድ ሞያ ማለት እውን ዝተፋላለይ ነገር ዝግበር ናይ ኢድ ከይድ ጥበብ እዩ። ባሕሊ ክባሃል እተሎ ድማ ኣብ ኅብረተሰብ ካብ ግዜ ናብ ጊዜ እናተወራረሰ ዝነብር ነገር እዩ። ጥበብ ብኸመይ ይምቀል?

እሥዋት ማለት ኣብ ምድሪ ዝበቕሉ ንደቂ ሰባት ሕዚምጠቐምስትኾይኑ ኣትክልትታት እዩ። ሓፂኢሩ ሥዋት ባተሎ ኣትከልትታኣት እዩ ጕዳት ናይ እሥዋት ኣብ ዓለም ይህልዶ?

ባንዴራ ማለት ንሕሓደ ትካን ወይውን ውዲ ወይ ንመሕረት ሰብ መግለሲ ዝኾነ ምልክት ማለት ባንዴራ ኣብይሃገር ተጀሚር?

መገያጽን ም ማላኽዕን ሓሪ ነገር ሰሓባይ ንክኾውን እንጥቆምሎም ገጽታትን መልግኣትን እዮም መገያጽን መ መላኽዕን ተጣቒምካ ነገራት ከመይ ሰሓባይ ክኾኑ ይዂሉ።

መፃሕፍቲ ማለት ተፃሒፎም ንንዉሕ ዝዘለ ጊዜ ንከም ምንጪ ፍልጠት ኮይኖም ዝጥቕሙ እዮም፡፡ ጋዜጣ ማለት ዝተፈላለዩ ፖለቲካዊን ኢኮኖማያውን ዘመሓላልፉ ሓፂር ጽሑፋት እዮም፡፡ መፃሕፍትን ጋዜጣን መዓዝ ተጀሚሩ?

ትራንስፖርት ማለት ካብ ሓደ ቦታ ናብ ሓደ ቦታ ናይ ምንቅስቓስ ከይድ ማለት እዩ፡፡ ተሽከርከርቲ ማለት ናይ ጽፅነት ነገራት መኻይን ኮይነን ካብ ሓደ ቦታ ናብ ሓደ ቦታ ሓደ ነገር ዘጐዓዕዛ ማለት እዩ፡፡ ተራንስፖርት ኣብ ከመይ ንኸፍሎ?

ንግዲ ማለት ካብ ሓደ ነገር ናብ ኳልእ ነገር ምቅይያር መልውዋጥ ማእት እዩ፡፡ ማለት እትሸጦን እትልዉጦን እዩ፡፡ ምትዕድዳግ ዝባሃል ዘሎ ኣብዙይ ናይ ንአካን ሃባን ስራሕ እዩ፡፡ ምትዕድዳግ ከመይ እዩ?

ጸጕድ ማለት ኣብልዕሉ ቐርበት ዝበቅል ደቂ ሰባት ኮነ ንንስሳት ዝሽፍን ናይ ሰውነት ኣካል እዩ ፀጕሪ ሱሩ ካብ መንታይ ጀሚሩ ክበቊል ክዓብን የሁል

ፀጕሪ ዝብሃል ኣብ ልዕሊ ቖርበት ዝበቁል ብዝተፈላለየ ዓይነት ሕብሪ ዝርከብ ኣብ እንስሳት ኣብ ደቂሰባት ዝርከብ ኮይኑ ንቝሪ ክከላኸል ይኽእል እዩ ፀጕሪ ከመይ ጌርካ ክዓቢ ይኽእል?

ጶሎቲካ ማለት ናይ ሓደብ ሃገር ዝነውረሉ ሓደ ናይ መናውሮ ናይ ኣትሓሳስባን ኣረእያን እምነትን ዘለዎ ሃር ሰብ ዝገለጸሉ መለክጥ እዩ። ጥቐሜታ ናይ ጶሎቲካ እንተይ እዩ?

ፀጕሪ መዓለድ ኣብ እንስሳት ኾን ይኮል ኣብ ደቂ ሰባት ኣብ ልዕሊ ቐርበቶም ዝበቊል ከም መልክ ወይውን ካብ ቈሪ መካላኸሊ ክጠቅም ዝኸል ክፍልኣካል ናሕይወታውያን እዩ። ፀጕሪ ከም ከዓቢ ይኹእል?

ተፈጥሮ ማለት ተፈጥሮ ብባዕላ ትልግሶ ነገር ማለት እዩ፡፡ ኣከባቢ ማለት ኣብ ከባቢኻ ዝርከብ ኲሉ ተፈጥሮን ሰብ ስራሐን ዝኾነ ነገር ዝሓዘ ማለት እዩ፡፡ ተፈጥሮን ኣከባብን ከመይ ኣዋሃሂድካ ምኻድ ይካኣል?

ምግብታት ማለት ደቂ ሰባት ጕልበትን ምቖትን ሕማም ዝካልኸሉን ኮይኖም ደቂ ሰባት ብህይወት ንኽነብሩ ዝጐርዎም ዝብልዑ ነገራት እዮም ምግቢ ብመሰረቱ ኣብኽንደይ ይክፈል?

ጫማ ማለት ወዲ ሰብ ኣብ እግሩ ዘእትዎ ኾይኑ ማለትውን ኻብ ቁርን ካብ ዕሾኹን ንክከላኻል ዝጠቅም ዓይነት ሳእኒ እዩ ጫማ ከመይ ክምረት ይኽእል?

ገዛ ማለት ካብ ቖርን ፀሐን እ ዝካልሕለልና ከብ መጽለል ኾይኑ ዝጠቅም ማለት እዩ። መንበር ማለት እትነብረሉን ኣውኡ ሕይወትካን ዕድመለክ እንተነብረሉ ኣይነቲ ገዛ መንበር ኣ ይበሃል ገዛን መንበርን ከመይ ይካ የዱ?

ንግዲ ማለት ካብ ሓደ ኣካል ገዜኻ ናብ ካልእ ኣካል ከድካ ትርፈ ኣትሪፍካ እትሸጦ ማለት እዩ። ምትዕድዳግ ማለት ኣፍቲ ኻይዲ ዘሎ ናይ ምሻጥን ምልዋጥን ከይድ እዩ። ንግድ ምተዕድዳግን ከመይ ክንፈልዮም ንክአል?

መጋየቲ ማለት ናይ ወድፈ ወይ ከዓንሕሓደ ሓ ከመይ ኣገርካ ስኅባይነቱ ኸመገርካ መልክዕነት ንኸልዎ እዝገብሩ ናይ ኣቝሕት ዓይነት እዮም። ንተኸበር ዓይነት መጋየፂ እንታይ እዩ?

ጥበብ ማለት ብተግባር ዝሥራሕ ዓይነት ምሕዞ እዩ ናይ ተግባር ሥራሕን ዘካሰት እዩ ባህሊ ማለት መብዙኃቱ በቓልን ብትዉፊትን ዝመዕላለፍ እዩ ጥበብን በህልን ከመይ ጌርካ ረግጋጽ ይከኣል?

ሙዚቃ ማለት ብመሳርሕታት ሙዚቃ ተዓጅቡ ዝቕርብ ደቂ ሰባት ኣብደኻሞም ኣእምሮኦም ንምሕዳስ ዝጥቖምሉ መንፈሳዊ ዝስራሕ እዩ። ሙዚቃ ብኸመይን ኣብ መዓዝ ኣመተ ምህረትን ተጀሚሩ?

ናይ ገዛ እንስማለት ምስርቂሰባት ተላሚዶም ኣጐዛት ዝነብሩ ንስሳት ማለት እዮም ናይ በርኃንሳ ማለት ኣብ በርኻን ኣብ ዱር ብሕቶም ዝነውሩ ኣይነት እንስሳት እዮም ናይገዛን ናይ በርኃን ንስሳት ጥቕሞም እንታይዩ

ጫማ ማለት ኣብ እግሪ ዝግበር ዘቕሰባድ ካብ ኣሻኹን ቊርን ዘከላኸል ሰእኒ ኣለት እዩ። ጫማ ካመንታይ ይሥራ?

ሥድራ ማለት መሓንቲ ሃገር እቲ ዝነኣሰ ናይ መዋቕር ቦታ እዩ ኅብረተሰት ብሃልትሎ ድማ ካብቲ ሥዳ ዝለዓለ ኣብ ሃገር ዝርከብ መሓበረ ሰብ ማለት እዩ ሥድራ ከምይ ገርካ ኣኽተዘምን ተኽእል።

መፋለጥ ማለት ሓደ ነገር ኣብ ዕ ዳጋ ኸመይ ኢሊ ጀሚሩ ከመይ ኢሊ ይዓቢ ኢሉ እውን ከመይ ኢሉ ኣብዕ ዳጋ ኣዳጋ ተቖጻጺሩ ነውሕ ዘበለ ጊዜ ዝጸንሕ ይኽእል ኢልካ ምሕሳብ ማለት እዩ መፋለጢ ብምንታይ መልክዕ ተዝኾን የኃይሽ።

ጐዕዞ ማለት ምንቂስቓስ ማለት እዩ ቱርዝም ማለት መስሕብ ወይከዓ ፍል ዘለ ሰሓባይ ማትእዩ ሥደት ማለት ተሓረወታ ንሓረወታ ምንክርታት ማለት እዩ ጐዛ ዝተርጅም ስደትን ከመይ ይትሣሰሩ፡፡

ሕርሻ ማለት ሓደ ዓውደ ናይ ስራሕ ከይዲ ኾይኑ ምህርቲ ዘሪእኻ ኣብ ኣብቑልካ እታዓፅደሉ ግብርና ውን ምስኡ ዘትሓዝ ኾይኑ ካልኦት ኣካላት ዉን ሓቝፉ ዝሓዘ ናይ ከይዲ ስራሕ እዩ፡፡ ሕርሻን ግርብናን ከመይ ነካይዶም?

ኅብረተ ሰብ ማለት መሓብረ ሰብ ብሓባርተ ኣኪዮም ዝርከብሉ እኩቡ እዩ ሥድራ ማለት ካብ ኅብረተ ሰብ ዘንኣሰ ናይ ሰባት እኩብ እዩ ኅረተ ሰብም ስድራን እንተዘይህሉዉ እንታይ ምኾነ

ኣትክልቲ ማለት ቀውምቲ ኾይኖም ዓንቢቦም ፍረ ሂቦም ንምግብነት ዝውዕል እዮም። ኣሕምልቲ ዝብሃሉ ፈሊሶምን ዓብዮምን ኣብ ሓፅር እዋን ካብ ኣርባዕተ ኽሳዕ ሓሙሽተ ወርሕ ኣብዘሎ ንምግብነት ዝውዕል እዮም። ጥቕሚ ኣትክልትን ፍረምን እንታይ እዩ?

ተፎጥሮ ማረት ተፎጥሮ ባዕላ ትልግሰልና ብተፎጥረንረኾ ነገር ማቲ ኣካባብ ማረት ድማ ኣብቲ ኸባብ ድኅድ ተፈጥሮውን ዝህሉ ለውጢ ኣካቲዙ ዝሓዘ እዩ ተፎጠን ኣካብን ብጽሬየት ከመይ ምሓዝ ይካል።

ሕጋ ኸበር እቲ ዘበሃሉ እዘወፀአ ኣብሃር ሃገር ወይ ብሓደኽልል ዘወፀ ሕጊ ንኸፍጸምን እዝ ሕጊ ተጥሒሱ እንትኽይርተለ ድማ እቲ ሕጊ ዝጠሓሰ ኣካል ከመይ ከም ዝተሓሰ ዝሓቱ ኣካላት እዮም ዝዕል ሕጊ ኣኽር።

መፅሓፍቲ ማለት ተደጕሶም ተጽሒፎም ንብዙሕ ጊዜ ኽቕመጡ ዝኽእሉ ምንጪ ፍልጠት እዮም፡፡ ጋዜጣ ማለት ብሌጣ ወርቐት ዝፀሓፉ ንሕፅር ዝበለ ጊዜ ኣብ ሓለፍቲ መርቕቲ እዮም፡፡ ጕድኣት መጽሓፍትን ጋዜጣን ኣሎ ዶ?

ንግዲ መዕረት ሓደ ዓው ደ ሥራሕ ኾይኑ ኣብሑት ወይ ዝተፈለለይ ነገራት ናይ ምሻትን ምልዋትን እዩ ምትዕድዳግ ዝበሃዘሎ ኣብ ከይድ ንግዲ እቲጐብሮ ናይ ምሻት ምልዋትን ከይድእዩ ንግድን ምትዕዳግን መዓስ ተጀመረ